አብዚ ዝሪኦ ዘለኹ ምስሊ ምስሊ ናይ ክልተ ሰብኡትን ምስሊ ናይ ግመልን ይርኢ ኣለኹ እዞም ሰብኡት ድማ ነቲ ግመል ንክፅዕኑዎም ኣቕሓ ሒዞም ኣለዉ ።

እዚ ዝሪኦ ዘለኹ ምስሊ ምስሊ ናይ መፋለጢ ዝሕብር ምስሊ እንትኸውን እዚ ድማ ናይ ሕክምና ወይ ድማ ናይ ማእኸል ጥዕና ኣኽሱም ዘመላኽት መፋለጢ እዩ፡፡

ኣብዚ እንርእዮ ዘለና ምስሊ ምስሊ ናይ ጥሩንባ ዝሕብር ምስሊ እዩ። እዚ ድማ ኣብ ዝተፈላለዩ ንጥቀመሉ

ኣብዚ እንሪኦ ዘለና ምስሊ ምስሊ ናይ ሓወልቲ ዘመላኽት እንትኸውን እዚ ሓወልቲ እዚ ድማ መስሕብ ይጠቅም፡፡ እዚ ድማ ብዙሓት ጎብነይቲ ንኽሪእዎ ዝገብር እዩ፡፡

ኣብዚ ዝሪኦ ዘለኹ ምስሊ ምስሊ ናይ ኣብ ቤተ ክርስቲያን እንጥቀመሎም መሳርሕታት እንትኸውን ካብዞም ኣብ ቤተ ክርስቲያን ንጥቀመሎም መሳርሕታት ድማ ከበሮ ወይ ድማ ነጋሪት እናተባህለ ዝፍለጥ እዩ፡፡

ኣብዚ ዝረአ ዘሎ ምስሊ ምስሊ ናይ ኣብ ዕዳጋ ቀሪቦም ዘለው ናይ እንቋቁሖ፣ ደርሆ፣ ኮሚደረን ዝርከብዎም እዮም። እዚኦም ድማ ንመሸጣ ቀሪቦም ኣለው።

ኣብዚ ዝሪኦ ዘለኹ ምስሊ ምስሊ ናይ ሓደ ሰባኣይ እንትኸውን እዚ ሰባኣይ ድማ ደራፋይ እዩ። እዚ ድማ ቡዝሓት ደርፍታት ዘለዎ ደራፊ እዩ፡፡

ኣብ እዚ ዝረአ ዘሎ ምስሊ ምስሊ ናይ መንበሪ ገዛ እዚ ገዛ ድማ ኣብ ሃገረሰብ ዝርከብ ኮይኑ እዚ ገዛ ድማ ደብሪ ይባሃል፡፡

አብዚ ዝርአ ዘሎ ምስሊ ምስሊ ናይ መፋለጢ ወይ ድማ ሓባሪ ዘርኢ እንትኸውን፤ እዚ ድማ ንናይ አሽከርከርቲ መሰልጠኒ ከም ዘሎ ዘርኢ መፋለጢ እዩ፡፡

ኣብዚ ዝርአ ዘሎ ምስሊ ምስሊ ናይ ጫማ ዘመላኽት እንትኸውን እዚ ዓይነት ጫማ ድማ ሸባቶ ይበሃል፡፡ እዚ ድማ ንኽንረግፆ ዘገልግል እዩ፡፡

ኣብዚ ዝሪኦ ዘለኹ ምስሊ ምስሊ ናይ ገዛ ኣቑሑ እንትኸውን እዚ ምስሊ ድማ ንፀብሒ መስርሒ ን ዘገልግል መሳርሒ እዩ፡፡ እዚ ድማ ብኤለትሪክ ዝሰርሕ መሳርሒ እዩ፡፡

ኣብ እዚ ምስሊ ዝረአ ዘሎ ምስሊ ናይ መስቀላትን ናይ ሽቦ ኢድን እንትከውን እዞም ዝረአዩ ዘለዉ ድማ ንመጋየፅታት ዝጠቅሙ እዮም፡፡

ኣብዚ ዝረአ ዘሎ ምስሊ፡ ምስሊ ናይ ሕብረተሰብ ስድራን እንትኸውን እዘን ኣዴታት እዚአን ድማ እንጀራ ይስንከታ ኣለዋ፡፡ ኣብ ደገ ድማ ክልተ መጎጎ ይረአ ኣሎ፡፡

ኣብዚ ዝረአ ዘሎ ምስሊ ምስሊ ናይ እንስሳት እንትኸውን እዚ ዓይነት እንስሳ እዚአን ድማ እንስሳት ዘቤት እየን። እዘን ዓይነት እንስሳት እዚአን ድማ ከፍቲ ይባሃላ።

ኣብዚ ዝርእዮ ዘለኩ ምስሊ ምስሊ ናይ ዝተፈላለዩ ሸቀጣሸቀጥ ዝሕበር ምስሊ እዩ። ካብ እዚኦም ድማ ዝተፈላለዩ ናይ በትሪ፣ ናይ ፅላል፣ ናይ ስፈን ይርከብዎ።

እዚ እንርእዮ ዘለና ምስሊ ምስሊ ናይ ተኽሊ እንትኸውን እዚ ናይ ተኽሊ ወይ ድማ በለስ ዝበሃል ዓይነት ተኽሊ እዩ ። እዚ ድማ ኣብ ከባቢ ዓድግራት ዝፈርይ እዩ ።

ኣብዚ ዝረአ ዘሎ ምስሊ ምስሊ ናይ መፅሓፍ እንትከውን እዚ ድማ ብግረማይ ነጋሽ ዝተፃሕፈ መፅሓፍ እዩ ።እዚ መፅሓፍ ናይ ደረስቲ ናፅነት ዝብል ርእሲ አለዎ ፡፡

ኣብ እዚ ዝርአ ዘሎ ስእሊ ምስሊ ናይ ገዛ ኣቁሑ እንትከውን እዚ ናይ ገዛ ኣቁሑት እዚ ድማ ዓራት ይብሃል:: እዚ ዓራት ድማ ካብ ጣውላ ዝተሰርሐ ንመደቀሲ ዘግልግል እዩ።

ኣብ ዝርኦ ዘለኩ ምስሊ ምስሊ ናይ ዝተፈላላዩ መራሕቲ ትግራይ ዘማለኽት ምስሊ እዩ። እዚኦም ድማ ዜና የመሓላሉፍ ኣለው። ካብዝኦም ውሽጢ ድማ ታደሰ ወረደ ወይ ድማ ወዲ ወረዳ ይርከቡ።

እዚ ዝሪኦ ዘለኹ ምስሊ፡- ምስሊ ናይ ቤት ምግቢን መስተን ዘመላክት ምስሊ እዩ፡፡ እዚ ቤት ምግቢን መስተን ድማ አክሱም ቱሪዝም ሆቴል ይበሃል፡፡ እዚ ድማ ሰሓባይ ዝኮነ ሆቴል እዩ፡፡

እዚ ዝሪኦ ዘለኹ ምስሊ ናይ መኪና እዩ፡፡ እዛ መኪና እዚኣ ድማ ንምጉዕዓዝ ተሳፈርቲ ትጠቅም፡፡ እዚኣ ተሽከርካሪት እዚኣ ድማ ንነዊሕ መንገዲ ተገልግል፡፡

ኣብዚ ዝሪኦ ዘለኹ ምስሊ ምስሊ ናይ ጫማ ዝሕብር እዩ፡፡ እዚ ምስሊ ድማ ዝተፈላለየ ሕብሪ ኣለዎ፡፡ ፀሊምን ቀይሕን ሕብሪ ድማ ኣለዎ፡፡ እዚ ድማ ሸባቶ ይበሃል፡፡

ኣብዚ ዝርእዮ ዘለኩ ምስሊ ምስሊ ናይ ተማሃሮ እንትኸውን እዞም ተማሃሮ እዚኦም ድማ ናይ ሃይማኖት ተማሃሮ እዮም ። ኣብ ማእኸል እቶም ተማሃሮ ድማ ሓደ መምህር ኣለው። እዞም መምህር ድማ ቀሺ እዮም።

ኣብዚ ዝረኣ ዘሎ ምስሊ ምስሊ ናይ መፅሓፍ እንትኸውን እዚ መፅሓፍ እዚ ድማ ቋንቋ ትግርኛ ንተምሃሮ ዝተዳለወ መፅሓፍ እዩ እዚ መፅሓፍ እዚ ድማ ቡዝሕ ናይ ትግርኛ ቃላት ኣብ ውሽጡ ኣለውዎ።

እቲ ዝሪኦ ዘለኹ ምስሊ ምስሊ ናይ ዝርኣቲ ዘርኢ ምስሊ እንትኸውን ካብዞም ዝርኣቲ እዚኦም ድማ ናይ ምሸላ ዘርኢ ምስሊ እዩ፡፡

ኣብዚ ዝርኦ ዘለኩ ምስሊ ምስሊ ናይ ገዛ ኣቁሑ እንትኮውን እዚ ናይ ገዛ ኣቁሑ ድማ ቡና መቀለዊ ዝጠቅም ወይድማ መንከሽከሽ ዝባሃል እዩ።

ኣብዚ ዝሪኦ ዘለኹ ምስሊ ምስሊ ናይ ቤት ትምህርቲ እንትኸውን ኣብዚ ቤት ትምህርቲ ድማ ቡዝሓት ተምሃሮ ዝመሃርሉ ናይ ኮሌጅ ትምህርቲ እዩ።

ኣብዚ ዝርአ ዘሎ ምስሊ ካብቶም መሰረታዊ ግልጋሎት ዝብሃሉ ሓደ ኮይኑ ካብዚኦም ድማ ናይ ማይ ቡንቧ ዘመላኽት ዘሎ ምስሊ እዩ። ኣብዚ ማይ ቡንቧ ድማ ቡዙሓት መናእሰይ ይሕፀቡ ኣለዉ።

ኣብዚ እንርእዮ ዘለና ምስሊ ምሰሊ ናይ ሓደ መንእሰይ እንትከውን እዚ መንእሰይ እዚ ድማ ፍሪዝ ዝበሃል ዓይነት ኣቀማቅማ ተቀምቂሙ ኣሎ።

ኣብዚ ዝሪኦ ዘለኩ ምስሊ ምስሊ ናይ ምግቢ እንትከውን እዚ ምግቢ ድማ እንጀራ ተቆሪሱ ፀብሒ ተኣሊኩ ኣብ ልዕሊኡ ድማ ጉዕ ይረአ ኣሎ።

አብዚ ዝሪኦ ዘለኩ ምስሊ፣ ምስሊ ናይ ክዳን እንትኸውን፤ እዚ ክዳን እዚ ድማ ጥልፊ ይበሃል፡፡ እዚ ዓይነት ክዳን እዚ አዴታትና ዝክደንኦ ዓይነት ክዳን እዩ፡፡

እዙይ እንርእዮ ዘለና ምስሊ ናይ እንስሳ ዘቤት ዘመላክት እዩ። እዙይ ምስሊ እዙይ ድማ ኣዲጊ ትብሃለ እዛ ኣዲጊ እዝይኣ ድማ ዳውላ ተፃዒና ኣላ።

አብዚ ዝረአ ዘሎ ምስሊ ምስሊ ናይ ተከተልቲ ናይ ሃይማኖት እስልምና ዘርኢ ምስሊ እንትኸውን እዞም ተከተልቲ ሃይማኖት እስልምና እዚአም ድማ ፀሎት ይገብሩ አለው።

አብዚ ዝረእ ዘሎ ምስሊ ምሰሊ ናይ ገዛ እንትኮውን አብ ውሽጢ እዚ ገዛ ድማ ወናብር አለው። እዚ ወናብር ድማ ናይ ፅሕፈት መሳርሒ ከፍ መበሊ ይጠቅም፡፡

ኣብዚ ዝረአ ዘሎ ምስሊ ምስሊ ናይ ፅሕፈት መሳርሒ እንትከዉን እዚ ድማ ቢሮ ይበሃል። እዚ ቢሮ ድማ ተምሃሮ መፅሐፊ ዝጥቀምሉ ዓይነት መሳርሒ እዩ።

ኣብዚ ዝርእዮ ዘለኩ ምስሊ ምስሊ ናይ ዓይነታት ምስተ እዩ፡፡ ኣብዚ ዉሽጢ ዓይነታት መስተ ድማ ብዙሓት ናይ ጉደር ዝብሃል ዓይነተ መሰተ ይርከብዎ፡፡

ኣብዚ ዝርአ ዘሎ ምስሊ ምስሊ ናይ መስቀል እንትኸውን እዞም ዓይነታት መስቀል እዚኦም ድማ ካብ ኦምን ካብ ሓፂንን ዝተሰርሑ ዓይነታት መስቀል እዮም፡፡

ኣብዚ ዝረኣ ዘሎ ምስሊ ምስሊ ኣብ ሸቀጣሸቀጥ እንትከውን ፤ እዚ ሸቀጣሸቀጥ ድማ ኣብ ውሽጡ ብዙሓት ናይ ዳቦ ቆሎ ዝሕብሩ ናይ ሸቀጣሸቀጥ ውፅኢት ኣለው።

ኣብዚ እንሪኦ ዘለና ምስሊ ምስሊ ናይ ውፅኢት አትክልቲ ዝኮነ ማንጎ ዝባሃል እንትኸውን እዚ ድማ አዝዩ ጥዑም ዓይነት ተክሊ ወይ ድማ ፍረ እዩ፡፡

ኣብዚ ንሪኦ ዘለና ምስሊ ምስሊ ናይ ቤተክርስያን ዘመላክት ምስሊ እዩ። እዚ ቤተክርስያን እዚ ድማ ተከተልቲ ሃይማኖት ክርስትና ፀሎት ዘብፅሕሉ እዩ።

ኣብዚ ዝረአ ዘሎ ምስሊ ምስሊ ናይ መፅሓፍ እንትከውን እዚ መፅሓፍ ድማ ናይ ሙሴ ፅላት ዝብል ኣርእስቲ ዘለዎ መፅሓፍ እዩ። እዚ ድማ ተከተልቲ ሃይማኖት ክርስትና ዘንብብዎ መፅሓፍ እዩ ።

ኣብዚ ዝሪኦ ዘለኩ ምስሊ ምስሊ ናይ መፅሓፍ እንትከዉን እዚ ዓይነት መፅሓፍ ድማ ምስላታት ትግርኛ ዝሓዘ መፅሓፍ እዩ። ኣብዚ ውሽጢ እዚ መፅሓፍ ብዙሓት ናይ ምስላታት ትግርኛ ይርከብዎ ።

ኣብዚ ዝሪኦ ዘለኩ ምስሊ ምስሊ ናይ ተወዳደርቲ ስፖርቲ እንትከዉን እዞም ተፃወቲ ስፖርት እዚኦም ድማ ስፖርት ኮዕሶ እግሪ ዝፃወቱ ተፃወቲ እዮም ።

ኣብዚ እንሪኦ ዘላና ምስሊ ምስሊ ናይ ስራሕ እንትኸውን እዚ ናይ ስራሕ ቦታ እዙይ ድማ ፀጉሪ ቤት እዩ። እዚ ድማ ናይ ተስፋይ ዝበሃል መንእሰይ ፀጉሪ ቤት እዩ።

ኣብዚ እንርእያ ዘለና ምስሊ ምስሊ እንስሳ ዘገዳም እያ። እዛ ዓይነት እንስሳ ዘገዳም እዚኣ ድማ ኣንጭዋ ትባሃል። መብዛሕትኡ ግን ኣብ ገዛ እትነበር እያ።

እዚ ኣብ ምስሊ እንምልከቶ ዘለና ምሰሊ ናይ መፋለጢ እንትከዉን አዚ መፋለጢ እዚ ድማ ናይ መማለክዒ መሸጣ ዘማላክት መፋለጢ እዩ፡፡

እዚ ኣብ ምስሊ እንሪኦ ዘለና ሰብኣይ ምስሊ ካብቶም ላዕለዎት ኣመራርሓ ኾይኑ እዚ ድማ ተኽላይ ኣሸብር ወይ ድማ ወዲ ኣሸብር እናተባህለ ዝፅዋዕ እዩ፡፡

ኣብዚ ዝርእዮ ዘለኩ ምስሊ ምስሊ ናይ ቤተ ክርስትያን ዘመላክት ወይድማ ዝሕበር ምስሊ እዩ። ኣብዚ ናይ ኣክሱም ቤተክርስትያን ወይድማ ናይ ሰበካ ጉባኤ ዘመላክት ምስሊ እዩ።

አብዚ ንሪኦ ዘለና ምስሊ ምስሊ ናይ ተሽከርከቲ እንትኸውን እዘን ዓይነት ተሽከርከርቲ እዚአን ድማ ትራክተር ይበሃላ። እዚአን ድማ መብዛሕትኡ ንማሕረስ እንጥቀመለን ዓይነት መኪና እየን።

ኣብዚ እንሪኦ ዘለና ምስሊ፣ ምስሊ ናይ ተምሃሮ ዘመላክት እዩ። እዞም ተምሃሮ እዚኦም ድም ኣብ መምሀሪ ክፍሊ ኮይኖም ትምህርቶም ብዝግባእ ይከታተሉ ኣለው።

እዚ ኣብ ምስሊ እንምልከቶ ዘለና ድማ ምስሊ ናይ መኪና እዩ። እዛ ዓይነት መኪና እዚኣ ድማ ንተጓዓዝቲ እተገልግል መኪና ኮይና ኣባዱላ ድማ ትባሃል።

ኣብዚ ዝርእዮ ዘለኩ ምስሊ ምስሊ ናይ ቤተ-ክርስትያን እንትከውን ኣብዚ ውሽጢ ቤተ-ክርስትያን ድማ ቡዝሕ ስእሊ ኣሎ። ኣብ ደገ እቲ ቤተ-ክርስትያን ድማ ተከተልቲ ናይ ሃይማኖት ክርስትና ጠጠው ኢሎም ኣለው።

ኣብዚ ዝርአ ዘሎ ምስሊ ኣርማ ወይ ድማ ምልክት ኮይኑ እዚ ምልክት ድማ ንናይ ሸባ ዝበሃል ዩንቨርስቲ ዘመላኽት ኣርማ ወይ ድማ ምልክት እዩ፡፡

ኣብዚ ዝረኣ ዘሎ ምስሊ ምስሊ ናይ ተሽከርከርቲ እንትከውን እዛ ተሽከርካሪት እዚኣ ድማ ኣቁሑ ካብ ቦታ ናብ ቦታ ንምጉዓዓዝ ትጠቅመና ዓይነት ተሽከርካሪት እያ።

ኣብዚ ንሪኦ ዘለና ምስሊ ምስሊ ናይ ሓደ ጳጳስ ዘመላኽት ምስሊ እዩ። እዞም ጳጳስ እዚኦም ድማ መልአኽቲ የመሓላልፉ ኣለዉ። እዞም ጳጳስ እዚኦም ድማ መስቀል ኣብ ኢዶም ሒዞም ኣለዉ።

ኣብዚ ዝርኦ ዘለኩ ምስሊ ምስሊ ናይ ተማሃሮ ዘማላክት እዩ፡፡ እዞም ተማሃሮ እዚኦም ድማ ኣብ ውሽጢ ክላስ ኮይኖም ትምህርቶም ይካታተሉ ኣለዉ፡፡

ኣብዚ ዝርአ ዘሎ ምስሊ ምስሊ ናይ ቡዙሓት ሰባት ኣብ ዓፂድ ተዋፊሮም ዝርኣዩ ዘለዉ ዘርኢ ዘሎ ምስሊ እዩ። እዞም ሰባት እዚኦም ድማ ጣፍ ይዓፅዱ ኣለዉ።

አብዚ ዝሪአ ዘሎ ምስሊ ምስሊ ናይ ሳእኒ እንትኸውን እዚ ሳእኒ እዚ ድማ ንኽንረግፆ ዘገልግለና እዩ። እዙይ ድማ ጠቃሚ እዩ።

ኣብዚ ዝረእ ዘሎ ምስሊ ምስሊ ናይ መፃሓፈ ዝርእ ዞሎ ምስሊ እዩ፡፡ እዚ መፃሓፈ ድማ ዉድቀት ሃገራት ጠንቅታቱን ዝብል ርእስ እንተከዉን ኣዚ ድማ መቦቆል ስልጣን ብልፅግናን ድክነትን እዩ፡፡

እዙይ ኣብ ምስሊ እንርእዮን ዘለናን ምስሊ ናይ ተማሃሮ መለማመዲ እንትከውን እዞም ተማህሮ እዚኦም ድማ ናይ ቁፅርን ናይ ፊደል ሀሁን ይማሃሩ ኣለው።

ኣብዚ ንርእዮ ዘለና ምስሊ ምስሊ ናይ እንስሳት ዘቤት እንትኸውን እዚኤን ድማ ኣማሕሲእ ይባሃላ። እዘን ኣማሓሲእ እዚአን ድማ ኣብ ገዛ ዝውዕላ ኣማሓሲእ እየን።

ኣብዚ ምስሊ ዝርኣ ዘሎ ምስሊ ናይ ኣክባሪ ሕጊ ኮይኑ እዚ ኣክባሪ ሕጊ ድማ መኪና ሕልፊ ንከይፅዕና ዝከታተል ኣክባሪ ሕጊ እዩ። እዚ ዓይነት ኣክባሪ ሕጊ ድማ ትራፊክ ይበሃሉ።

ኣብ እዚ ዚሪኦ ዘለኹ ምስሊ፣ ምስሊ ናይ መፅሓፍ እንትኸውን እዚ መፅሓፍ ድማ ተኸተልቲ ሃይማኖት ክርስትና ዘንብብዎ መፅሓፍ እዩ። እዙይ ዓይነት መፅሓፍ ድማ ሓዱሽ ኪዳን ይባሃል።

ኣብ ዝረእ ዘሎ ምስሊምስሊናይ መክናእዩ፡፡ አዝነ ዓይነትመኪና ዲማ ኒመፀዒ ኣቁሑኒ አሚኒኒ ኒመኒገዲ ምፅራግኒ ይግልግላ፡፡

ኣብ ዝርኦ ዘለኩ ምስሊ ምስሊ ናይ እንደ ምግብን መስተን እዩ እዚ ዓይነት ቤት ምግብን እዳ መስተን ድማ ብፍሉ ዝተስርሕ እዩ ኣብ ዚ ድማ ኣብ ደገ እቲ ገዛ ሓደ ሰባኣይ ኣሎ።

ኣብዚ ዝርአ ዘሎ ምስሊ ምስሊ ናይ ቤተ ክርስቲያን እዩ፡፡ ኣብ ውሽጢ እዚ ቤተ ክርስቲያን ድማ ብዙሓት ተኸተልቲ ሃይማኖት ክርስትና ብደገን ብውሽጥን ኮይኖም ፀሎት ይገብሩ ኣለዉ፡፡

አበዚ ዝረእ ዘሎ ምስሊ ምስሊ ናይ ክልተ አዴታት ኮይኑ፣ እዘን ክልተ አዴታት እዚኤን ድማ ይቁነና አለዋ። እዚ ቁኖ እዚ ድማ ሳሓውይ እዩ፡፡

አብዚ እንሪኦ ዘለና ምስሊ ምስሊ ናይ እንዳ ምግብን መስተን ዝሕብር ምስሊ እዩ ። እዚ እንዳ ምግብን መስተን ድማ እቲ ደገ ብሻምባቆ ተረቢቡ አሎ። አብ ውሽጢ አብ ደገ እዚ ቤት ምግብን መስተን ድማ ወናብር አሎ።

አብዚ ዝሪኦ ዘለኩ ምስሊ፡ ምስሊ ናይ መኪና እንትኸውን፤ እዛ ዓይነት መኪና እዚአ ድማ ግሪደር ትበሃል፡፡ እዛ መኪና እዚአ ድማ መንገዲ ንምፅራግ ተገልግል ዓይነት መኪና እያ፡፡

አብዚ ዝርኦ ዘለኹ ምስሊ ምስሊ ናይ ዝተፈላለዩ መጋየፅታት ዝሕብር ምስሊ እዩ ። ካብዚኦም ድማ መስቀል ናይ ኢድ ሽቦን ይርከብዎም ።

አብዚ ዝርኦ ዘለኩ ምስሊ ምስሊ ናይ መጋየፂ ወይ ድማ መመላኽዒ ዘርኢ እንትኸውን፤ እዚ ዓይነት መጋየፂ ወይ ድማ መመላኽዒ ድማ መስቀል ቅርፂ ዘለዎ ኮይኑ ካብ ወርቂ ዝተሰርሐ እዩ፡፡

አብዚ ዝረአ ዘሎ ምስሊ ምስሊ ናይ ዝተፈላለዩ ስራሕቲ እንትኸውን ካብዞም ስራሕቲ ድማ ቤት መስተ አለዎ። ኣብዚ ቤት መስተ ድማ ብዙሓት ተገልገልቲ አለው።

ኣብዚ ዝሪኦ ዘለኹ ምስሊ፡ ምስሊ ናይ መፅሓፍ እንትኸውን እዚ መፅሓፍ ድማ መፅሓፍ ናይ ፀሎት ብቋንቋ ትግርኛ ዝተፃሓፈ እዩ፡፡ ኣብዚ መፅሓፍ እዚ ድማ ናይ ማርያም ስእሊ ኣሎ፡፡

ኣብዚ ዝረአ ዘሎ ምስሊ፡ ምስሊ ናይ ሓደ ሕጊ ኣኽባሪ ዘርኢ ዘሎ ምስሊ እዩ፡፡ እዚ ሕጊ ኣኽባሪ ድማ ፖሊስ ይባሃል፡፡ ፖሊስ ድማ ገበነኛታት ናብ ሕጊ ዘቕርብ እዩ፡፡

አብዚ እንሪኦ ዘለና ምስሊ ምስሊ ናይ እንዳ ምግብን መስተን እዩ። እዚ ናይ እንዳ ምግብን መስተን ድማ ብዙሕ ናይ እንዳ መስተ አለዎ።

እዚ ዝርኦ ዘለኩ ምስሊ ናይ ተማሃሮ እዩ እዞም ተማሃሮ እዚኦም ድማ ትምህርቶም ብዝግባእ ይካታተሉ ኣለው ኣብ ማእከል እዞም ተመሃሩ ድማ መምህር ጠጠው ኢሉ ኣሎ።

ኣብዚ ዝረአ ዘሎ ምስሊ ምስሊ ናይ ተሽከርከርቲ እንትኸውን ካብ እዘን ተሽከርከርቲ እዚአን ድማ እዛ ትረአ ዘላ ተሽከርካሪት ንኣቑሑ ካብ ቦታ ንምጉዓዝ ትጠቕመና ዓይነት ተሽከርካሪት እያ።

ኣብዚ ዝረአ ዘሎ ምሰሊ ምስሊ ናይ ብዙሓት ሰባት እንትኸውን አዚኦም ድማ ኣብ ጎይላ ኣብ ሳዕሲዒት ባሀላዊ ሳዕሲዒት ይስዕስዑ ኣለዉ እዚ ሓደ መንእሰይ ድማ ከበሮ ይወቅዕ ኣሎ።

ኣብዚ እንሪኦ ዘለና ምስሊ ምስሊ ናይ መፅሓፍ እንትኸውን እዚ መፅሓፍ እዚ ድማ ናይ ህፃናት መምሃሪ መፅሓፍ እዩ፡፡ እዚ መፅሓፍ እዚ ድማ ሳሮን ይበሃል፡፡

እዚ ዝረአ ዘሎ ምስሊ ምስሊ ናይ አብ ሓደ ቤተ ንባብ አትዮም ዘንብቡ ዘለው ተማሃሮ ዘመልክት ምስሊ እዩ፡፡ አብ ውሽጢ ቤተ ንባብ ድማ ብዛሓት መፅሓፍቲ አለው፡፡

ኣብዚ ንሪኦ ዘለና ምስሊ ምስሊ ናይ መኪና እንትኸውን ኣብ ውሽጢ እዚ እዛ መኪና ድማ ሓደ ኣብ ዝባን ኣሎ፤ እቶም ካልኦት ድማ ኣብ ደገ እታ መኪና ይሰርሑ ኣለዉ፡፡

ኣብዚ ዝርአ ዘሎ ምስሊ ምስሊ ናይ እንስሳ ዘገዳም እንትከውን እዚ ዓይነት እንስሳ ድማ ዝብኢ ይበሃል። እዚ እንስሳት ብምህዳን ምግቢ ይምገብ።

ኣብዚ ዝሪኦ ዘለኩ ምስሊ ምስሊ ናይ እንዳ ሸቐጣ ሸቀጥ እንትኸውን ኣብዚ ውሽጢ እዚ ሸቐጣ ሸቐጥ ድማ ብዙሓት ናይ ሸቐጣ ሸቐጥ ውፅኢት ኣለው።

ኣብዚ ዝርአ ዘሎ ምስሊ ምስሊ ናይ ቤተ ክርስትያን እንትኸውን እዚ ቤተ ክርስትያን እዚ ድማ ኣብ ከተማ ኣክሱም ዝርከብ ብፉሉይ ኣሰራርሓ ዝተሰርሐ ቤተ ክርስትያን እዩ።

ኣብዚ ዝሪኦ ዘለኹ ምስሊ ካብቶም ብዙሓት ዓይነታት መስተ ኮይኑ እዚ ዓይነት መስተ ድማ ኣረቂ ይባሃል፡፡ እዚ ኣረቂ ድማ ደስታ ዝባሃል ዓይነት ኣረቂ ኣሎ፡፡

አዚ ትርእይዎ ዘለኩም ምስሊ ምስሊ ናይ ዓቢይ ህንፃ ዘማላክት ምስሊ እዩ፡፡ እዚ ዓብይ ህንፃ ድማ ኣብ ከባቢ ኣክሱም ዝርከብ ዓብይ ህንፃ እዩ፡

ኣብዚ ዝሪኦ ዘለኹ ምስሊ ምስሊ ካብ ብሓመድ ዝተሰርሐ ናይ ጀበና እንትኸውን እዞም ጀበና እዚኦም ድማ ናብ ዕዳጋ ቀሪቦም ይርከቡ።

ኣብዚ ዝርአ ዘለውኹ ምስሊ ምስሊ ናይ መኪና እንትኸውን እዛ መኪና እዚኣ ድማ ትራክቴር ትባሃል እዛ መኪና እዘኣ ድማ ማሕረስ ተገልግል መኪና እያ።

ኣብዚ ዝሪኦ ዘለኩ ምስሊ ምስሊ ናይ እንዳ ቤት ምግብን መስተን እንትኸውን እዚ እንዳ ምግብን መስተን ድማ ብፍሉይ ሰሓቢ ዝኮነ አብ ውሽጡ ወናብር ዘለዎ እዩ።

ኣብዚ ዝርአ ዘሎ ምስሊ ምስሊ ናይ ቤት ትምህርቲ እንትከውን እዚ ናይ ቋንቋ ቤት ትምህርቲ እዩ ። ኣብዚ ድማ ቡዙሓት ህፃናት ብዛዕባ ቋንቋ ይመሃሩ እዮም።

ኣብዚ ዝረአ ዘሎ ምሰሊ ምስሊ ናይ ዝተፈላለዩ መራሕቲ እንትኸውን ካብዚኦም ድማ ታደሰ ወረደ ወይ ድማ ወዲ ወረደ ጌታቸው ረዳን ይርከብዎም፡፡

እብዚ ዝሪኦ ዘለኹ ምስሊ ምስሊ ናይ ዝራእቲ እንትኸዉን ካብቶም ናይ ዝራእቲ ምስልታት ድማ መሸባሕርን ምሸላን ይርከብዎም።

ኣብዚ ዝሪኦ ዘለኹ ምስሊ ምስሊ ናይ ካብ ኦም ተፀሪቦም ዝተሰርሑ ናይ መስቀል ቅርፂ ዘለዎም ኣብ ዕዳጋ ቀሪቦም ዘለዉ ዘመላኽት ምስሊ እዩ።

ኣብዚ ምስሊ ዝሪኣ ዘለኹ ናይ ደቂ ኣነስትዮን ደቂ ተባዕትዮን ምስሊ እዩ፡፡ እዞም ደቂ ኣነስትዮን ደቂ ተባዕትዮን ድማ ሕዚ ኣኽበርቲ እዮም፡፡ እዞም ሕጊ ኣኽበርቲ ድማ ፍሉይ ሓይሊ ትግራይ እናተባህሉ ይፅውዑ፡፡

ኣብዚ ዝርአ ዘሎ ምስሊ ምስሊ ናይ ገመድ ኤሌክትሪክ ዝሰርሑ ዘለዉ ሰባት ዘመላኽት እዩ። እዚ ድማ ንሕብረተሰብ ዘገልግል ንመብራህትን ዘገልግል እዩ።

ኣብዚ ዝርእዮ ዘለኩ ምስሊ ምስሊ ናይ ጫማ እንትከውን እዞም ጫማታት እዚኦም ድማ ኣብ ናይ መሸጢ ዕዳጋ ተዘርጊሖም ይርከቡ። ቡዙሓት ጫማ ድማ ኣለው።

ኣብዚ ንሪኦ ዘለና ምስሊ ምስሊ ናይ መሳርሒ ናይ ተምሃሮን ናይ ዝተፈላለዩ መምሃራንን እንትከውን ካብዚኦም ድማ ቢሮ እርሳስ ይርከብዎም ።

ኣብዚ ዝረአ ዘሎ ምስሊ ምስሊ ናይ ተማሃሮ እንትከውን እዞም ተማሃሮ እዚኦም ድማ ኣብ መምሃሪ ክፍሊ ኮይኖም ትምህርቶም ይከታተሉ ኣለው። ኣብ ውሽጢ እዙይ ድማ መምህር ድማ የምህሮም ኣሎ።

እብዚ እንሪኦ ዘለና ምስሊ ምስሊ ናይ ቤተክርስትያን ዘርኢ እዩ። ቤተክርስቲያን ድማ ብዙሓት ተኸተልቲ ሃይማኖት ክርስትና ፀሎት ዘብፅሕሉ ቦታ እዩ ።

ኣብዚ ዝሪኦ ዘለኹ ምስሊ፡ ምስሊ ናይ ንግድን ሸቐጣ ሸቐጥን እዮም፡፡ ኣብዚ ውሽጢ ናይ ንግድን ሸቐጣ ሸቐጥን ድማ ዝተፈላለዩ ኣቐሑት ይርከብዎ፡፡

ኣብዚ ዝርአ ዘሎ ምስሊ ምስሊ ናይ ኣብ ዕዳጋ ተኣኪበን ዝርከባ ከፍቲ ዘርኢ እንትኸውን እዘን ኣብ ዕዳጋ ተኣኪበን ንመሸጣ ተቀሪበን ዘለዋ ድማ ቡዙሓት ገዛኣትን ሸየጥትን ድማ ኣለዉ።

ኣብዚ ዝረአ ዘሎ ምስሊ ምስሊ ናይ እንስሳት ዘቤትን ነዘን እንስሳ ዝገዝኡ ሰባትን ዘርኢ ዘሎ ምስሊ እዩ፡፡ እዘን እንስሳ ድማ ናብ ዕዳጋ ቐሪበን ኣለዋ፡፡

ኣብዚ እንሪኦ ዘለና ምስሊ ምስሊ ናይ ሓደ ሰብኣይ ዘርኢ ምስሊ እንትኸውን እዚ ሰብኣይ እዚ ድማ ደራፋይ እዩ፡፡ እዚ ሰብኣይ እዚ ድማ ሙሉጌታ ካሕሳይ ይበሃል፡፡

ኣብዚ ዝሪኦ ዘለኹ ምስሊ ምስሊ ናይ እንስሳ እንትኸውን እዚ እዞም ዓይነት እንስሳ እዚኦም ድማ ኣኽላብ ይበሃሉ። ከልቢ ድማ ካብ እንስሳ ዘቤት ሓደ እዩ።

ኣብዚ ዝሪኦ ዘለኹ ምስሊ፣ ምስሊ ናይ መፋለጢ ወይ ድማ ሓባሪ ናይ ፋይናንስ ግልጋሎት እንትኸውን እዚ ፋይናንስ ግልጋሎት ዝሕብር ወረቐት ድማ ኣብዚ መንደቕ ተለጢፉ ኣሎ።

ኣብዚ ዝረአ ዘሎ ምስሊ፡ ምስሊ ናይ መስተታት እንትኸውን እዞም መስተታት እዚኦም ድማ ኣብ መሸጣ ቦታ ተቐሚጦም ይርከቡ፡፡ ካብዚኦም ድማ ቢራ፣ ኣረቂ ይርከብዎም፡፡

ኣብዚ እንሪኦም ዘለና ምስሊ፡ ምስሊ ናይ ተኸተልቲ ሃይማኖት ክርስትና ዘመላኽት እዩ፡፡ እዞም ተኸልቲ ሃይማኖት ክርስትና እዚኦም ድማ ኣብ ቤተ-ክርስትያን ኮይኖም ፀሎት ይገብሩ ኣለው፡፡

ኣብዚ ዝሪኣ ዘለኹ ምስሊ ምስሊ ካብቶም መሰረታዊ ግልጋሎት ካብ ዝበሃሉ ሓደ ቤት ትምህርቲ ዝበሃል እዩ፡፡ እዚ ቤት ትምህርቲ ድማ ተማሃሮ መምሃሪ ዘገልግል እዩ፡፡

ኣብዚ ዝሪኦ ዘለኩ ምስሊ ምስሊ ናይ ናይ ሸቀጣሸቀጥ እንትኮውን እዚ ዓይነት ሸቀጣሸቀጥ ድማ ናይ ፈሳሲ ሳሙና ዘለዎ ሸቀጥ እዩ።

ኣብዚ ትሪእይዎ ዘለኹም ምስሊ ምስሊ ናይ መፅሓፍ ዘመላኽት እዩ። እዚ መፅሓፍ እዚ ድማ ናይ ሂወት ተስፋ ዝብል መፅሓፍ እዩ። እዚ ድማ

ኣብዚ እንሪኦ ዘለና ምስሊ ምስሊ ካብቶም መሳርሕታት ሙዚቃ ዝበሃሉ ሓደ ኾይኑ እዚ ድማ ሻምባቆ ይበሃል፡፡ እዚ ዓይነት ማሳርሒ ሙዚቃ እዚ ድማ ብፋፃ ንጥቀመሉ፡፡

ኣብዚ ዝርኦ ዘለኩ ምስሊ ምስሊ ናይ ሓደ ሰብኣይን ናይ ሓንቲ ሰበይቲን ዘመላክት ምስሊ እዩ። እዞም ሰብኣይን ሰበይትን ድማ ናይ ክብ ክብሪ ባዓል ወይድማ ኣውዳኣመት ዝሕብር ክዳን ተከዲኖም ኣለዉ።

ኣብዚ ዝሪኦ ዘለኹ ምስሊ ናይ ፃዕዳ ሽጉርቲ ዝሕብር ምስሊ እዩ። እዚ ድማ ዝተፈላለዩ ጥቅምታት ኣለዎ። ካብዚኦም ድማ ኣብ ናብ ውሽጢ ፀብሒ ኣትዩ ጥዑም መቐረት ዘለዎ ንኽገብሮ ዝገብር እዩ።

ኣብዚ ዝረአ ዘሎ ምስሊ ምስሊ ናይ ሓደ ሰብኣይን ሓንቲ ሰበይትን ዘርኢ ዘሎ ምስሊ እዩ። እዚ ምስሊ ድማ ዘመናዊ ክዳን አከዳድና ተኸዲኖም ይርከቡ። እዚ ድማ መብዛሕቲኡ ኣብ ራያ ዝርአ እዩ።

ኣብዚ ዝርአ ዘሎ ምስሊ ናይ ቤተክርስትያን ምስሊ እዩ። እዚ ቤተ ክርስትያን እዚ ድማ ኣብ ከተማ ኣኽሱም ይርከብ። እዚ ቤተክርስትያን እዚ ድማ ብፉሉይ ኣሰራርሓ ዝተሰርሐ እዩ።

ኣብዚ ዝርእዮ ዘለኹ ምስሊ ምስሊ ናይ ምግቢ እንተኸውን እዚ ምግቢ ድማ እንጀራ ብ እንቋቁሖ ከምኡ እውን ጉዕ ዝተሓወሶ ዓይነት ምግቢ እዩ።

አብዚ ዝሪኦ ዘለኩ ምስሊ ምስሊ ናይ ሸቀጣ ሸቀጥ እንትኮውን ካብቶም ውሽጢ ናይ ሸቀጣ ሸቀጥ ድማ ናይ ፈሳሲ ሳሙና ዘለዎም እዩም፡፡

ኣብ እዝ ዝርኦ ዞሎኩ ምስሊ ናይ ሸቀጣሸቀጠ እንትከዉን እዝ ዓይነት ሸቀጣ ሸቀጥ ዲማ ኣብ ዉሹጡ ቡዛሓት ናይ ሳምና ናይ ካሎኦት ሸቀጣሸቀጥን ኣሎዎሞ፡፡

ኣብዚ ዝሪኦ ዘለኹ ምስሊ ምስሊ ናይ መስተታት ዘመላኽት ምስሊ እዩ። እዞም ዓይነታት መስተታት ድማ ኣብ ጥርሙዝ ኣለዉ። ቡዙሓት ዓይነት መስተ ድማ ይርከብዎም።

ኣብዚ ዝረአ ዘሎ ምስሊ ናይ መስቀል እንትኸውን እዚ መስቀል እዚ ድማ ብሓፂን ዝተሰርሐ መስቀል እዪ እዚ ድማ ተኸተልቲ ሃይማኖት ክርስትና ዝጥቀሙሉ ዓይነት መስቀል እዪ ።

ኣብዚ እንርእዬ ዘለና ምስሊ ምስሊ ናይ ቤተ ክርስትያን እዩ። እዚ ቤተ ክርስትያን እዚ ድማ ብፉሉይ ኣሰራርሓ ዝተሰርሐ ቤተ ክርስትያን እዩ። እዚ ድማ ተኸተልቲ ሃይማኖት ክርስትና ፀሎት ዘብፅሕሉ እዩ ።

ኣብዚ ዝርአ ዘሎ ምስሊ ምስሊ ናይ ገዛ ኣቑሑ እንትኸውን ካብቶም ናይ ገዛ ኣቑሑ ዝበሃሉ ድማ ብረድስቲ ዝበሃል ይርአ ኣሎ፡፡ እዚ ብረድስቲ ድማ ፀብሒ መስርሒ የገልግል፡፡

ኣብዚ ዝሪኣ ዘለኹ ምስሊ ምስሊ ናይ መስተ እንትኸውን እዚ ድማ ሻሂ ይበሃል፡፡ እዚ ሻሂ ድማ ካብ ማይ ኣዝሂምካ ሽኾር ብምሕዋስ ዝስራሕ ዓይነት መስተ እዩ፡፡

ኣብዚ ዝርእዬ ዘለኩ ምስሊ ምስሊ ናይ ዓይነት መስተ ኮይኑ እዚ ዓይነት መስተ ድማ ሜስ ይበሃል ። እዚ ሜስ ካብ መዓር ዝስራሕ ዓይነት መስተ እዩ ።

ኣብዚ ዝሪኦ ዘለኩ ምስሊ ምስሊ ናይ ገዛ ኣቁሑ እንትከውን ካብዚ ናይ ገዛ ኣቁሑ ድማ ዕጣን መዕጠኒ እዩ ዝጠቅም ኣቅሓ ዝሓዘ እመሳሪሒ እዩ።

ኣብዚ ዝርኦም ዘለኩ ምስሊ ምስሊ ናይ ተማሃሮ እንትኸውን እዞም ተማሃሮ እዚኦም ድማ ሓደ ዓይነት ክዳን ተከዲኖም ኣለዉ:: ምስቶም ተማሃሮ ድማ መምህር ኣላ።

ኣበዚ እንሪኦ ዘለና ምስሊ ምስሊ ናይ መኪና እንትከውን እዛ መኪና እዛአ ድማ ንተሳፈርቲ ተገልግል ዓይነት መኪና እያ፡፡ እዛአ ድማ ቲታ ትበሃል፡፡

ኣብዚ እንርኦ ዘለና ምስሊ ምስሊ ናይ ተክሊ እንትከውን እዚ ዓይነት ተክሊ ድማ ዕረ ይበሃል። እዚ ዓይነት ተክሊ እዚ ድማ መብዛሓትኡ ኣብ ገጠር ዝርከብ እዩ። እዚ ድማ ዕንበባ ኣለዎ።

ኣብዚ ዝርኦ ዘለኹ ምስሊ ምስሊ ናይ ተማሃሮ እንትኽዉን እዞም ተማሃሮ እዝኦሞ ድማ ኣብ ክላስ ዉሽጢ ኮይኖም ትምህርቶሞ እናተኸታተሉ ይርከቡ፡፡

ኣብዚ ዝሪኦ ዘለኹ ምስሊ፡ ምስሊ ናይ ተኸተልቲ ሃይማኖት ክርስትና ኾይኑ እዞም ተኸተልቲ ሃይማኖት ክርስትና ድማ ታቦት ሒዞም እንትኸዱ ብናይ እምብልታ መሳርሒ መዚቃ ተዓጂቦም ይኸዱ ኣለው፡፡

ኣብዚ ንርኦ ዘለና ምስሊ ምስሊ ናይ እንስሳት እንትከውን እዚ እንስሳ እዚ ድማ ጨጨራ ይብሃል፤ እዚ ድማ ናይ በረካ እንስሳ እዩ።

ኣብዚ ዝረአ ዘሎ ምስሊ፡ ምስሊ ናይ ምግቢ እንትኸውን እዚ ዓይነት ምግቢ ድማ ጥሕሎ ይባሃል፡፡ እዚ ጥሕሎ እዚ ድማ ኣብ ከባቢ ዓድግራት ልሙድ ዓይነት ምግቢ እዩ፡፡

ኣብዚ እንርእዮ ዘለና ምስሊ ምስሊ ኣብ ዕዳጋ ቀርበም ካብ ዝርከቡ እንትኸውን ኣብ ውሽጢ እዝይኦም ድማ ደርሆ፣ እንቁላሊሕ፣ ኮሚደረ ፣ድንሽ ይርከብዎም።

ኣብዚ እንሪኦ ዘለና ምስሊ ምስሊ ካብቶም ናይ ማሕበራዊ ግልጋሎት ዝበሃሉ ሓደ ኾይኑ እዚ ድማ ቤት ትምህርቲ እዩ፡፡ እዚ ቤት ትምህርቲ ድማ ተምሃሮ ንመምሀሪ ይጠቅም፡፡

ኣብዚ ዝርእዮ ዘለኩ ምስሊ ምስሊ ናይ መፋለጢ ዝሕበር እንትከውን እዚ ዓይነት መፋለጢ ድማ ን ናይ ሕትመት ስራሕቲ ዘመላክት መፋለጢ እዩ።

እዚ ኣብ ምስሊ እንምልከቶ ዘለና ናይ ንግድን ሸቐጣ ሸቐጥን ምስሊ ኮይኑ ኣብዚ ውሽጢ እዚ ናይ ንግድን ሸቐጣ ሸቐጥን ድማ ብዙሓት ናይ ሳሙና ይርከቡዎም፡፡

ኣብዚ ዝረአ ዘሎ ምስሊ ብፍሉይ ኣሰራርሓ ዝተሰርሐ ኣብ ገዛ ዘገልግል ኣቕሓ እንትኸውን እዚ ድማ መኸምብያ ይባሃል፡፡

አብዚ ዝሪኦ ዘለኹ ምስሊ ምስሊ ናይ ባንዴራ ወይ ድማ አርማ ዘመላኽት እንትኸውን እዚ እዚ ድማ ናይ ህዝባዊ ወያነ ሓርነት ትግራይ ዘመላኽት አርማ ወይ ድማ ምልክት እዩ።

እዚ ኣብ ምስሊ እንሪኦ ዘለና ሰብኣይ ምስሊ ናይ ኣኽባሪ ሕጊ ዘመላኽት ኮይኑ እዚ ዓይነት ኣኽባሪ ሕጊ ድማ ኣብ ናይ ባንኪ ዝሰርሕ ዋርድያ እዩ፡፡

ኣብዚ ዝርኦም ዘለኩ ምስሊ ምስሊ ናይ ክልተ ሰቡእትን ናይ ሓንቲ በቕልን እንትኸውን እዞም ክልተ ሰቡእት ድማ ኣብ ዝባን በቕሊ ተሰቒሎም ይኸዱ ኣለዉ።

ኣብዚ ንሪኦ ዘለና ምስሊ ምስሊ ናይ ፍረምረ ዘመላኽት እንትኸዉን እዚ ድማ ናብ ዕዳጋ ቀሪቦም ካብ ዘለዉ ዘመላኽት ካብ እዚኦም ድማ በናና፣ ሽጉርቲ፣ ኮሚደረ ይርከብዎም ።

ኣብዚ ዝሪኦ ዘለኩ ምስሊ ምስሊ ናይ ኣርማ ወይ ድማ ምልክት ዝሕብር ናይ ፖሊስ ትግራይ ወይድማ ቤት ፍርዲ ዝሕብር ኣርማ ወይድማ ምልክት እዩ።

ኣብዚ ዝርእዮ ዘለኩ ምስሊ ምስሊ ናይ መፋለጢ ወይድማ ሓባሪ ዘመላኽት እዩ። እዚ ድማ ናይ ሓፈሻዊ ሆስታል መቐለ ዝሕብር መፋለጢ እዩ።

ኣብዚ እንርእዬ ዘለና ምስሊ ምስሊ ናይ ተኸተልቲ ሃይማኖት ክርስትና ዘርኢ ምስሊ እዬ ። እዞም ተኸተልቲ ሃይማኖት ክርስትና እዚኦም ድማ ጳጳሳት ይበሃሉ ። እዞም ጳጳሳት እዚኦም ድማ መስቀል ኣብ ኢዶም ሒዞም ኣለው ።

ኣብዚ ዝሪኦ ዘለኹ ምስሊ ምስሊ ናይ ተምሃሮ እንትኸውን እዞም ተምሃሮ ድማ ካልኣይ ብርኪ ቤትትምህርቲ ቀላሚኖ እዮም ። እዞም ተምሃሮ እዚኦም ድማ ተኣኪቦም የፅንዑ ኣለዉ ።

ኣብዚ እንሪኦ ዘለና ምስሊ ናይ ትግራይ ስፖርት ኣካዳሚ ዝበሃል ኣርማ ወይ ከዓ ምልክት እንትከውን ፤እዚ ድማ ናይ ፀወታ ኩዕሶ ዝሕብር እዩ።

ንሪኦ ዘለና ምስሊ ምስሊ ናይ ኣብ ዕዳጋ ቀሪቦም ዘለዉ ናይ ኮሚደረ ዝሕብር ምስሊ እዩ፡፡ እዚ ኮሚደረ ድማ ብዙሕ ጥቕምታት ኣለዉዎ፡፡ ካብቶም ጥቕምታቱ ድማ ሓደ ናብ ፀብሒ ሓዊስካ ዝስራሕ እዩ፡፡

ኣብዚ ዝረአ ዘሎ ምስሊ ምስሊ ናይ ሸቐጣሸቐጥ እንትኸውን ኣብዚ ሸቐጣሸቐጥ ድማ ብዙሓት ኣቕሑ ኣለውዎም፡፡ ካብዞም ብዙሓት ኣቑሑት ድማ ወናብር ይርከብዎም፡፡

ኣብዚ ምስሊ ዝሪኦ ዘለኹ ምስሊ ናይ እንስሳት እንትኸውን እዘን እንስሳት እዚአን ድማ እንስሳት ዘቤት እየን፡፡ እዘን እንስሳት ዘቤት እዚአን ድማ ኣባጊዕ ይበሃላ፡፡

አብዚ ዝሪኦ ዘለኩ ምስሊ ምስሊ ናይ ተኸተልቲ ሃይማኖት ክርስትና ኮይኑ አብ ውሽጢ ቤተ ክርስቲያን ድማ ሓደ ሰብአይ ፀሎት ይገብር አሎ።

አብዚ እንሪኦ ዘለና ምስሊ ምስሊ ካብቶም ናይ መሰረታዊ ግልጋሎት ካብ ዝበሀሉ ሓደ ኮይኑ እዚ መሰረታዊ ግልጋሎት ድማ መኪና። እዛ መኪና እዚአ ድማ ንነዊሕ ጉዕዞ ንምጉዓዝ ትጠቅም መኪና እያ፡፡

አብ እዚ ዝርአ ዘሎ ምስሊ ምስሊ ናይ መፅሓፍ እንትኸውን፣ እዚ መፃሓፍ ድማ ናይ ዲያብሎስ ውግእ ዘማለኽት መፅሓፍ እንትኸውን እዚ ድማ ብ1994 ዓ/ም ኣብ ኣዲስ ኣበባ ተፃሒፉ።

ኣብዚ እንሪኦ ዘለና ምስሊ ምስሊ ካብቶም መሳርሕታት ሙዚቃ ዝበሃሉ ሓደ ኮይኑ እዚ ዓይነት መሳርሒ እዚ ድማ ጊታር ይብሃል። እዚ መሳርሒ ድማ ሙዚቃ ንኽደምቕ ዘገልግል እዩ።

ኣብዚ እንሪኦ ዘለና ምስሊ ምስሊ ናይ ፍራምረ እንትኸውን እዚ ምስሊ እዚ ድማ ጉዕ ይባሃል፡፡ እዚ ድማ ንምግቢ መብልዒ ዝጠቅም ዓይነት ፍረ እዩ፡፡

ኣብዚ እንሪኦ ዘለና ምስሊ፡ ምስሊ ኣርማ ወይ ድማ ሓባሪ እንትኸውን እዚ ኣርማ ድማ ንናይ መሰቦ ዝሕብር ኣርማ እዩ፡፡

ኣብዚ ምስሊ ዝሪኦ ዘለኹ ናይ መቐስ ዘርኢ ምስሊ እዩ። እዚ መቐስ እዚ ድማ ንጨርቂ መቑረፂ ዘገልግል እዩ። እዚ ድማ ሰፈይቲ ጨርቂ ዝጥቀሙሉ እዩ።

አብዚ ዝርእ ዘሎ ምስሊ ምስሊ ናይ ሕጊ አክበርቲ ስባት እንትክውን እዚ ሕጊ አክባሪ ድማ ዋርድያ ናይ ባንኪ እዩ። እዚ ድማ ናብዚ ባንኪ ዝአቱ ስብ እናፈተሽ የእቱ።

ኣብዚ ዝረአ ዘሎ ምስሊ ምስሊ ናይ ኣሕምልቲ እንትከውን እዚ ዓይነት ሓምሊ ድማ ሰላጣ ይባሃል። እዚ ድማ ንምግብነት ካብ ዘገልግሉ ኣሕምልቲ ሓደ እዩ።

እዚ ዝሪኦ ዘለኩ ምስሊ ምስሊናይ ካብቶም ናይ መሰረታዊ ግልጋሎት ካብ ዝበሃሉ ሓደ ናይ መብራህቲ ኤሌክትሪክ ኮይኑ ኣብዚ ድማ ናይ መብራህቲ ገመድ ወይ ድማ ናይ ኤሌክትሪክ ገመድ ይሪኢ ኣለኩ።

ኣብዚ ዝሪኦ ዘለኹ ምስሊ ምስሊ ናይ እንስሳ እንትኸውን እዛ ዓይነት እንስሳ ድማ እንስሳ ዘገዳም እያ፡፡ እዛ ዓይነት እንስሳ ድማ ጒጓ ትበሃል ዓይነት እንስሳ እያ፡፡

አብዚ እንሪኦ ዘለና ምስሊ ካብቶም ናይ ገዛ አቑሑ ዝበሃሉ እንትኸውን እዚ ዓይነት አቅሓ እዚ ድማ ካራ ይበሃል። እዚ ድማ ሽጉርቲ ንምክርታፍ የገልግል።

ኣብ እዚ ንርኦ ዘለና ምስሊ ናይ መስተ እንትከውን እዚ ዓይነት መስተ ድማ ሻሂ ይበሃል። እዚ ሻሂ ድማ ካብ ሽኮር ምሕዋስ ማይ ብምዝሃም ዝስራሕ ዓይነት መስተ እዩ።

ኣብዚ ምስሊ ዝርኦ ዘለኩ ምስሊ ናይ ዝተፈላለዩ መስቀላት እዩ። እዞም መስቀላት እዚኦም ድማ ካብ ኦም ዝተሰርሑ እዮም እዚኦም ድማ መብዛሕትኡ ክርስትያን ዝጥቀሙሎም እዮም።

ኣብዚ እንሪኦ ዘለና ምስሊ ምስሊ ናይ ዝተፈላለዩ ጨናታት ዝሕብር ምስሊ እዩ። እዚ ምስሊ እዙይ ድማ ንመጋየፂ ዝጠቅ ምእዩ።

ኣብዚ ዝርአ ዘሎ ምስሊ ምስሊ ናይ ሸቐጣሸቐጥ እንትኸዉን ኣብዚ በሪ ሸቐጣሸቐጥ ድማ ደቂ ኣንስትዮ ናብ ቤተክርስትያን ይኸዳ ኣለዋ።

ኣብዚ እንሪኦ ዘለና ምስሊ ምስሊ ናይ እንዳ ምግብን መስተን ዘመላክት ምስሊ እዩ። ኣብዚ እንዳ ምግብን መስተን ድማ ኣብ ደገ ክልተ ሰባት ኣለው። ኣብዚ ድማ ወናብር ድማ ኣሎ።

ኣብዚ እንርእዮ ዘለና ምስሊ ምስሊ ናይ እንዳ ምግብን መስተን ዝሕብር እዩ። እዚ እንዳ ምግብን መስተን ድማ ኣብ ዓብይ ፎቕ ወይድማ ዓብይ ገዛ ይርከብ።

ኣብዚ ዝርአ ዘሎ ምስሊ ምስሊ ናይ ኣብ ሓደ በሪ ኮይኖም ዝሕልዉ ዘለዉ ዋርድያ ዘመላኽት ምስሊ እንትኸዉን እዞም ዋርድያ እዚኦም ድማ እናፈተሹ ተምሃሮ የእትዉ ኣለዉ።

ኣብዚ እንሪኦ ዘለና ምስሊ ምስሊ ናይ ሓደ ሰብኣይ ዘርኢ እዩ። እዚ ሰብኣይ እዚ ድማ ተጋዳላይ ስዩም መስፍን ይባሃል። እዚ ድማ ካብቶም ላዕለዎት ኣመራርሓ ናይ ትግራይ ዝባሃሉ ሓደ እዩ።

ኣብዚ ዝሪኦ ዘለኹ ምስሊ ምስሊ ናይ ዓብዩ ገዛ ዘመላኽት ምስሊ እንትኸውን ኣብዚ ውሽጢ ዓብይ ገዛ ድማ ሕክምና ስኒ ውይ ድማ ዩኒየን ዝብሃል ዓይነት ሕክምና ስኒ ዝሕብር እዩ።

ኣብዚ እንሪኦ ዘለና ምስሊ ምስሊ ናይ ሸቐጣ ሸቐጥ እንትኸውን ኣብዚ ውሽጢ ሸቐጣ ሸቐጥ ድማ ብዙሓት ናይ ስፈ ይርከቡ፡፡

አብዚ ዝረእ ዘሎ ምስሊ ምስሊ ናይ ካብ ኦም ዝተሰሩሑ መስቀላተ ዘሪኢ ምሰሊ እዩ፡፡ እዞም ዓይነት መስቀለ ድማ ተከታሊ ሃይማኖት ክርስትና አብ ክሳዶም ዝአስሮም እዮም፡፡

ኣብዝ ዝርእ ዘሎ ምስሊ ምስሊ ናይ ሸቐጣ ሸቐጥ እንትኸዉን ኣብ ዉሽጢ እዚ ዕዳጋ ወይ ድማ ሸቀጣ ሸቀጥ ደማ ናይ ሽጉርቲ ፃዕዳ፣ ካሮት ፣ናይ ጉዕን ይርከብዎሞ፡፡

ኣብዚ እንሪኦ ዘለና ምስሊ፣ ምስሊ ናይ ክልተ ኣዴታት ዘመላክት ምስሊ እዩ። እዘን ኣዴታት እዚኤን ድማ ማማይ ሓዚለን ይኸዳ ኣለዋ።

አብዚ ዝርአ ዘሎ ምሰሊ ምስሊ ናይ ቤተ ክርስትያን ዘመላክት እዩ፡፡ እዚ ምስሊ እዚ ድማ ብፍሉይ አሰራርሓ ዝተሰርሐ ቤተ ክርስትያን እዩ፡፡ እዚ ድማ ተከተልቲ ሃይማኖት ክርስትና ፀሎት ዘብፅሕሉ ቦታ እዩ፡፡

ኣብዚ ዝሪኦ ዘለኹ ምስሊ፡ ምስሊ ናይ መኪና እንትኸውን እዛ መኪና እዚኣ ድማ ኣውቶብስ ትባሃል፡፡ እዛ መኪና እዚኣ ድማ ንነዊሕ ጉዕዞ እተግልግል መኪና እያ፡፡ ብዙሓት ሰባት ድማ ትፅዕን፡፡

ኣብዚ ዝርኦ ዘለኩ ምስሊ ምስሊ ናይ ደቂ ኣንስትዮን ደቂ ተባዕትዮን እንትኸውን ኣብዚ ምስሊ እዚ ድማ ኣብ መስርያ ወይድማ ኣብ መኣዲ ተኣኪቦም ምግቢ ይበልዑ ኣለዉ።

ኣብዚ ዝረአ ዘሎ ምስሊ ምስሊ ካብቶም መሰረታዊ ማሕበራዊ ግልጋሎት ካብ ዝባሃሉ ማይቡምባ ሓደ ኾይኑ ኣብዚ ምይ ቡምባ ድማ ማይ ይመልኣ ኣለዋ።

ኣብዚ ዝረኣ ዘሎ ምስሊ ምስሊ ካብቶም ኣብ ቤተክርስትያን እንጥቀመሎም መሳሪሒታት ኮይኑ እዚ ዓይነት መሳሪሒ ድማ ነጋሪት ይበሃል። እዙይ ድማ ብፍሉይ ኣሰራርሓ ዝተሰረሐ እዩ።

ኣብዚ ዝሪኦ ዘለኩ ምስሊ፦ ምስሊ ናይ ሓደ ሰብኣይ እንትከውን፣ እዚ ዓይነት ሰብኣይ ድማ ተከታሊ ሃይማኖት እስልምና እዩ። እዚ ተከታሊ ሃይማኖት እስልምና ስብኣይ ድማ ዜና የመሓላልፍ ኣሎ።

ኣብዚ ዝርኦ ዘለኹ ምስሊ ምስሊ ናይ መኪና ዝሕብር እዩ። እዛ ዝሪኣ ዘለኩ ዓይነት መኪና ድማ ኣቑሑ ወይ ድማ እምንን ሓመድን ንምፅዓን ካብ ቦታ ናብ ቦታ ንምጉዕዓዝ ትጠቕመና።

አብዚ ዝሪኦ ዘለኩ ምስሊ፡- ምስሊ ናይ ሓደ ሰብአይ ምስ አብ ጥቅኡ ድማ ባንዴራ ዘሎ እዩ፡፡ እዚ ባንዴራ ድማ ናይ ባንኪ አዋሽ ዘመላክት ባንዴራ እዩ፡፡

ኣብዚ ዝሪኦ ዘለኹ ምስሊ ምስሊ ናይ ዝተፈላለዩ ኣቕሽቲ ዘመላኽት እዩ፡፡ እዚ እዞም ኣቕሽቲ ድማ መፅሓፍ የንብቡ ኣለዉ፡፡ እዚኦም ድማ ተኣኪቦም ኣለዉ፡፡

እብዚ ዝረአ ዘሎ ምስሊ ምስሊ ናይ ሓደ ሰብአይ እንትኸውን እዚ ሰብአይ ድማ ጌታቸው ረዳ ይበሃል። እዚ ድማ መግለፂ ይህብ አሎ።

ኣብዚ ዝረአ ዘሎ ምስሊ ምስሊ ናይ ቀላሚጦስ ኣብ ዕዳጋ ቀሪቦም ዝርከቡ ዘመላክት እዩ። እዚ ዓይነት ተክሊ ቀላሚጦስ ድማ ንገዛ መስርሒ ይጠቀም።

አብዚ ዝርአ ዘሎ ምስሊ ምስሊ ናይ አቑሑ አብ ዕዳጋ ወይ ድማ አብ መሸጣ ወፂኦም ዘለው ዘርኢ አቅሓ እዩ፡፡ እዚ አቅሓ ድማ ናይ ጫማ ደቂ አንስትዮ ዘርኢ እዩ፡፡

ኣብዚ ዝርአ ዘሎ ምስሊ ምስሊ ናይ እንዳ መስርሒ ምግቢ እንትኸውን ኣብ ውሽጢ እዚ መስርሒ ምግቢ ድማ ዝተፈላለዩ ዓይነት ፀብሕታት ተሰሪሖም ይረአዩ ኣለዉ፡፡

ኣብዚ ዝሪኦ ዘለኹ ምስሊ ምስሊ ናይ ኣዴታት እንትኸዉን እዘን ኣዴታት እዚአን ድማ ኣብ ቤተክርስትያን ወይ ድማ ኣብ ቤተ ፀሎት ይፅልያ ኣለዋ።

እዚ ዝሪኦ ዘለኹ ምስሊ እዚ ዓብዪ ገዛ እንትከውን እዚ ድማ ፉቕ ይበሃል። ኣብዚ እቲ እግሪ እዚ ፉቕ ድማ ባጃጅ ኣለዋ።

ኣብዚ እንሪኦ ዘለና ምስሊ አብ ከተማ አኽሱም ካብ ዝርከቡ ናይ ማሕበራዊ ግልጋሎት ኮይኑ እዚ ድማ መዕርፎ አየር ወይ ድማ መዕርፎ ነፈርቲ እዩ።

ኣብዚ ዝሪኦ ዘለኹ ምስሊ ምስሊ ናይ ዝተፈላለዩ እኽልታት ዘመላኽቲ ምስሊ እዩ፡፡ እዞም እኽልታት እዚኦም ድማ ናብ ዕዳጋ ቀሪቦም ኣለዉ፡፡ ካብዞም እኽልታት እዚኦም ድማ መሸባሕሪ፣ ዳጉሻ ይርከብዎም፡፡

ኣብዚ ዝሪኦም ዘለኹ ምስሊ ምስሊ ናይ መኪና እዩ፡፡ ካብተን ዓይነታት መኪና እዛ መኪና እዚኣ ድማ ንመፅዓኛ ወይ ድማ ንእምኒ መፅዐኒ ወይ ድማ ሓመድ ንምፅዓን ተገልግል ዓይነት መኪና እያ፡፡

አብዚ ዝሪኦ ዘለኩ ምስሊ ምስሊ ናይ ተሽከርካሪት መኪና እንትኸውን እዛ መኪና እዚአ ድማ ሰባት ካብ ቦታ ናብ ቦታ ንምጉዕዓዝ ትጠቅም መኪና እያ። እዚአ ድማ አባዱላ ትበሃል።

ኣብዚ ዝርአ ዘሎ ምስሊ ምስሊ ናይ ሓወልቲ እንትኸውን እዚ ሓወልቲ ድማ ንመስሕብ ዘገልግል እዩ፡፡ እዚ ድማ ኣብ ከተማ ኣኽሱም ካብ ዝርከቡ መስሕባት ሓደ እዩ፡፡

ኣብዚ ዝረአ ዘሎ ምስሊ ምስሊ ናይ መፅሓፍ ዘርኢ እዩ፡፡ እዚ መፅሓፍ እዚ ድማ "ዓጋመ" ዝብል ኣለዎ እዚ ድማ ብመምህር ዝግታ ሓድጉ ዝተፃሓፈ መፅሓፍ እዩ፡፡

እዚ ምስሊ ዝርኦ ዘሎኩ ናይ ገዛ ምስሊ ኮይኑ እዚ ናይ ገዛ ምስሊ ደማ ኣብ ዉሽጡ ብዓንዲ ዝተደገፈ እዩ፡፡ እዚ ኣብ መብዛሕቱኡ ኣብ ሃገረሰብ ዝርክብ ገዛ እዩ፡፡

እዚ ዝርአ ዘሎ ምስሊ ምስሊ ናይ ዓብዪ ኦም ዘመላኽት ምስሊ እንትኸዉን እዚ ዓብዪ ኦም ድማ ዳዕሮ ይብሃል። ኣብ ከተማ ኣክሱም ድማ ይርከብ።

ኣብዚ ዝሪኦ ዘለኩ ምስሊ ምስሊ ናይ ተከተልቲ እምነት ሃይማኖት ክርስትና ኣብ እንዳ ስዋ ኮፍ ኢሎም ስዋ ይሰትዩ ኣለው። ካብዚኦም ክልተ ኣቅሽቲ ኣለው።

አብዚ ዝርአ ዘሎ ምስሊ ምስሊ ናይ አብ ዕዳጋ ቀሪቦም ዘለው ናይ ክዳን ዘመላኽት ምስሊ እዩ። ካብ ውሽጢ እዞም ዝርአዩ ድማ ናይ ውሽጢ ስረ፣ ከናቲራ ይርኸብዎም።

እዚ ዝሪኦ ዘለኹ ምስሊ ምስሊ ካብ እቶም መሰረታዊ ግልጋሎት ካብ ዝባሃሉ ሓደ ኾይኑ፣ ካብ እዞም መሰረታዊ ግልጋሎት ድማ መናሃርያ ዝባሃል ኣብ ውሽጡ እዚ ድማ ቡዙሓት መኪና ዝእከባሉ እዩ፡፡

ኣብዚ እንሪኦ ዘለና ምስሊ ምስሊ ናይ ሓደ ሰብኣይ እንትኸውን እዚ ድማ ኪሮስ ኣለማዮህ ይበሃል፡፡ እዚ ድማ ብደርፊ ዝፍለጥ እዩ፡፡ እዚ ደራፋይ እዚ ድማ ብዙሓት ደርፍታት ኣለዉዎ፡፡

ኣብዚ ዝርአ ዘሎ ምስሊ ናይ ተፃወቲ ሙዚቃ ዘርኢ ምስሊ እዩ ። እዞም ተፃወቲ ሙዚቃ ድማ ዝተፈላለዩ ዓይነታት መሰርሒ ሙዚቃ ሒዞም ኣለዉ። ካብዚኦም ድማ ክራር ጭራዋጣ ይርከቡዎም።

አብዚ ንሪኦ ዘለና ምስሊ ምስሊ ናይ ቤት ትምህርቲ እዩ እዚ ቤት ትምርቲ እዚ ድማ ፍሉይ ካልአይ ብርኪ ቃላሚኖ ይበሃል። እዚ ድማ ብዙሓት ተምሃሮ ዘለዎ እዩ።

ኣብዚ ዝረአ ዘሎ ምስሊ፡ ምስሊ ናይ መናእሰይ ዝስዕስዑ ዘለው ዘርኢ ምስሊ እዩ፡፡ እዚኦም ድማ ኣብ ኢዶም በትሪ ሒዞም ኣለው፡፡ እዚ ዓይነት ሳዕስዒት እዚ ድማ ኣብ ራያ ልሙድ እዩ፡፡

አብዚ ዝረአ ዘሎ ምስሊ ምስል ናይ ገዛ አቑሑ እንትኸውን እዚ ዓቅሓ እዚ ድማ መንከሽከሽ ይበሃል :እዚ ድማ ቡና መቕለዊ ይጠቅም፡፡

ዝርእየኒ ዘሎ ምስሊ ምስሊ ናይ መጋየፂ እንትከውን እዚ ዓይነት መጋየፀ ድማ ኩትቻ ይብሃል እዚ መጋየፂ ኣብ ክሳድ ዝእሰር ኣዴታትና ኣብ ክሳደን ዝኣስሮኦ ዓይነት መጋየፂ እዩ።

ዝሪኦ ዘለኹ ምስሊ ምስሊ ናይ መንበሪ ገዛ እንትኸዉን እዚ ገዛ እዚ ድማ ብፉሉይ ኣሰራርሓ ዝተሰርሐ ገዛ እዩ። ኣብ ልዕሊ እቲ ገዛ ድማ ደብሪ ዝብሃል ገዛ ኣሎ።

ኣብዚ ዝርኦ ዘለኩ ምስሊ ምስሊ ናይ ኣብ እንዳ ስዋ ዝሰትዩ ዘለው ዓበይቲ ሰብኡት ዘመላክት ምስሊ እዩ። እዚ መንእሰይ ድማ ስዋ ይቀድሕ ኣሎ እዛ ሰበይቲ ድማ ኣረቂ ትቀድቅ ኣላ።

ኣብዚ ምስሊ ዝሪኦ ዘለኹ ናይ መኪና ምስሊ እዩ፡፡ እዛ ናይ መኪና ምስሊ ድማ ካብ ናይ መሰረታዊ ግልጋሎት ካብ ዝበሃሉ ሓደ ኮይኑ ኣብ መነሃርያ ውሽጢ ኣትየን ይርከባ፡፡

ኣብዚ ዝርእዮ ዘለኹ ምስሊ ምስሊ ናይ ስፈ እንትኸውን እዚ ዓይነት ስፍ እዚ ድማ እንጀራ መውፅኢ የገለግል። እዚ ዓይነት ሰፈ ብፉሉይ ኣሰራርሓ ዝተሰርሐ ዓይነት ስፈ እዩ።

አብዚ ዝሪኦ ዘለኩ ምስሊ ምስሊ ናይ ውድድር ስፖርት እንትኸውን፤ እዚ ዓይነት ስፖርት ድማ ናይ ዝላ ገመድ ዘመላክት ስፖርት እዩ፡፡

ኣብዚ እንሪኦ ዘለና ምስሊናይ ተከተልቲ ሃይማኖት ክርስትና ኮይኑ እዚ ምስሊ እዙይ ድማ ናይ ኣቦና ገብረ-መንፈስ ቅዱስ ዘመላክት ምስሊ እዩ።

ኣብዚ ዝርአ ዘሎ ምስሊ ምስሊ ናይ ሸቐጣ ሸቐጥ ዘመላኽት እንትኸውን እዚ ድማ ንመማላክዒ እንጥቀመሉ ናይ ቅብኣት ናይ ጨናን ይርከብዎም።

ኣብዚ ዝሪኦ ዘለኹ ምስሊ ምስሊ ናይ ገዛ እንትኸዉን እዚ ገዛ እዚይ ድማ ንእንዳ ምግቢ መስተን ዝጥቀምሉ ዘሎ ው ገዛ እዩ ኣብዚ ውሽጢ ገዛ ድማ ብዝሓት ናይ እንዳ መስተ ውፅእታት ኣለዉ።

ኣብዚ ዝረአ ዘሎ ምስሊ ምስሊ ናይ ቤት ትምህርቲ እዩ። ኣብዚ ቤት ትምህርቲ እዙይ ድማ ቡዝሓት ተማሃሮ ኣብ ደገ ዕረፍቲ ወፂኦም ይረኣዩ ኣለው።

ኣብዚ ዝሪኦ ዘለኩ ምስሊ፣ ምስሊ ናይ ዘመናዊ ክዳን እዩ። እዚ ክዳን እዚ ድማ ጥልፊ ይባሃል። እዚ ዓይነት ክዳን ድማ ኣዴታትና ዝገብረኦ ዓይነት ክዳን እዩ።

ኣብ ዝረአ ዘሎ ምስሊ ምስሊ ናይ መጋየፂ እንትኸውን እዚ ዓይነት መጋየፂ ድማ ኣዴታትና ዝገብርኦ ዓይነት መጋየፂ እዩ፡፡ እዚ መጋየፂ ድማ ኩትሻ ይባሃል፡፡ እዚ ድማ ኣብ እዝነን ይገብርኦ፡፡

አብዚ እንሪኦ ዘለና ምስሊ፣ ምስሊ ናይ እንኳዕ ብደሓን መፃኹም ዝብል መፋለጢ እዩ፡፡ እዚ ድማ ንተምሃሮ ናይ 2017 ዓ/ም ዝምሃሩ ተምሃሮ እዩ፡፡

ኣብዚ ዝሪኦ ዘለኹ ምስሊ፡ ምስሊ ካብቶም ናይ መጓዓዝታት ዝባሃሉ ሓደ ኾይኑ ካብዞም መጓዓዝያታት ድማ እዛ መኪና እዚኣ ድማ ደቂ ሰባት ንምጉዕዓዝ ተገልግል ዓይነት መኪና እያ፡፡ ኣባዱላ ድማ ትባሃል፡፡

እዚ ኣብዚ ምስሊ እንሪኦ ዘለና ናይ መንበሪ ገዛ እንትኸውን ድማ ኣብ ሃገረ-ሰብ ዝርከብ እዩ። ኣብዚ ደገ ናይ መንበሪ ገዛ ድማ ሰብኣይ ኣሎ።

እንሪኦ ዘለና ምስሊ ምስለ ናይ ኣብ ቦሮ እንሰርሖ መሳርሒ እዩ። እዚ ድማ ንዝተፈላለዩ ፅሕፋት መፅሐፊ የገልግል።

ኣብዚ ዝሪኦ ዘለኹ ምስሊ ምስሊ ናይ መፅሓፍ እንትኸዉን እዚ መፅሓፍ ድማ ዘይወግሕ ለይቲ ዝብል ርእሲ ዘለዎ ልበ ወለድ ዝተፅሓፈ መፅሓፍ እዩ። እዚ ድማ ብገነት ይብራህ ዝተፅሓፈ መፅሓፍ እዩ።

ኣብዚ ዝርእዮ ዘለኩ ምስሊ ፡ ምስሊ ናይ ሓደ ዓብይ ኦም እንትከውን። እዙይ ዓብይ ኦም እዙይ ድማ ዳዕሮ ይብሃል። ኣብዚ ዓብይ ኦም እዙይ ድማ ብዙሕ ሰብ ከፅልል ይክእል እዩ።

እዚ አብ ምስሊ እንሪኦ ዘለና ምስሊ ናይ ሓንቲ ሰበይቲ ምስ ወዳ ዘመላኽት እንትኸውን እዛ ሰበይቲ እዚአ ድማ ናብ ሩባ ወይ ድማ ናብ ቡንቧ ማይ ንኽተምፅእ ትኸይድ አላ።

ኣብዚ እንሪኦ ዘለና ምስሊ፣ ምስሊ ናይ በረኻ እንስሳ እንትከውን እዚ እንስሳ ድማ ኣንበሳ ይባሃል። ኣንበሳ ድማ እንስሳት ብምህዳን ዝምገብ ዓይነት እንስሳ እዩ።

አብዚ ዝሪኦ ዘለኩ ምስሊ ምስሊ ናይ አክበርቲ ሕጊ ዘመላክት እዩ። እዞም አክበርቲ ሕጊ እዚኦም ድማ ፖሊስ ይበሃሉ። እዚኦም ድማ ገበነኛ ናብ ሕጊ ዘቅርቡ እዮም።

ኣብዚ ዝሪኦ ዘለኹ ምስሊ ምስሊ ናይ እንስሳት እንትኸዉን እዛ እንስሳ እዚኣ ድማ እንስሳ ዘቤት እያ። እዛ ዓይነት እንስሳ እዚኣ ድማ በቕሊ እትብሃል ዓይነት እንስሳ እያ።

እዚ ዝርኦ ዘሎኩ ምስሊ ምስሊ ናይ ኣብ ናይ ሃይማኖት ክርስትና ወይ ድማ ኣብ ቤት ክርሰተያን እንጥቀመሎሞ መሳርሕታት እንትከዉን እዚ ዓይነት መሳርሕ ድማ ፀናፅል ዝባሃል እዩ፡፡

ኣብዚ ዝሪኦ ዘለኹ ምስሊ ምስሊ ናይ መጋየፂ እዚ ዓይነት መጋየፂ ድማ ኣብ ክሳድ ዝእሰር ወይ ድማ ኣብ እዝኒ ዝግበር ኩትሻ ዝበሃል መጋየፂ እዚ ድማ ካብ ወርቂ ዝተሰረሐ እየ።

ኣብእዚዝርኦ ዘለኩ ምስሊምስሊ ናይ ቡዛሓት ሰባት ኣብ ዓፂድ ተዋፍሮም ዝሰርሑ ዘለዉ አዩ፡፡ እዝኦሞ ሰባት እዝኦሞ ድማ ጣፍ ይዓፅዱ ኣለዉ፡፡

ኣብዚ እንሪኦ ዘለና ምስሊ ምስሊ ናይ እንዳ ምግብን መስተን እዩ፡፡ እዚ ምግባ እንዳ ምግብን መስተን ድማ ኣብ ማእኸል ኣትክልትታት ይርከብ፡፡ እዚ ድማ ሰሓባይ እዩ፡፡

እዚ ንሪኦ ዘለና ምስሊ ምስሊ ናይ ባንዲራ ትግራይ ሒዞም ዝዞሩ ዘለዉ ሰባት ዘመላኽት ምስሊ እዩ፡፡ እዞም ሰባት እዚኦም ድማ ሰላማዊ ሰልፊ ይገብሩ ኣለዉ፡፡

ኣብዚ ዝሪኦ ዘለኹ ምስሊ ምስሊ ናይ ብዙሓት ሰባትን ናይ ቤተ-ክርስትያንን ዘርኢ ምስሊ እዩ፡፡ ኣብዚ ምስሊ ተኸተልቲ ሃይማኖት ክርስትና ኣብ ቤት ፀሎት ኮይኖም ፀሎቶም ይገብሩ ኣለው፡፡

ኣብዚ ምስሊ እንሪኦ ዘለና ምስሊ ናይ ሸቐጣሸቐጥ እንትኸውን እዚ ኣብዚ ውሽጢ ሸጣሸቐጥ ድማ ብዙሓት ናይ ሳሙና ናይ ጨናን ይርከብዎም፡፡

ኣብዚ ዝረአ ዘሎ ምስሊ ምስሊ ናይ ሸቐጣሸቐጥ እንትኸውን ኣብ ውሽጢ እዚ ሸቐጣሸቐጥ ድማ ብዙሓት ናይ ጨና ይርከብዎም፡፡

ኣብዚ እርእዮ ዘለኩ ምስሊ ሕጊ ኣክባሪ ዝሕብር ምስሊ እዩ። እዙይ ሰብኣይ ድማ ንናይ መኪና ዝከታተል ወይ ድማ ትራፊኪ ዝባሃል ኣክባሪ ሕጊ እዩ።

ኣብዚ ዝርአ ዘሎ ምስሊ ምስሊ ናይ ካብቶም መሰረታዊ ግልጋሎት ካብ ዝበሃሉ ሓደ መጓዓዝያ ኮይኑ እዚ ዓይነት መጓዓዝያ ድማ መኪና ትበሃል፡፡ እዛ መኪና እዚኣ ድማ ኣውቶቡስ ትበሃል፡፡

ኣብዚ ዝሪኦ ዘለኩ ምስሊ ድማ ምስሊ ናይ እንዳ ሸቀጣሸቀጥን ናይ ዕዳጋን ምስልታትን ይርኢ ኣለኩ ። ካብ ዉሽጢ እዞም ናይ ሸቀጣሽቀጥ ድማ ብዙሓት ፈርኔሎን ብዙሓት ናይ ስፈ ቡዙሓት ቡናታትን ይርኢ ኣለኩ።

አብዚ ዝሪኦ ዘለኩ ምስሊ ናይ መስቀል ዘመላክት እዩ፡፡ እዚ መስቀል እዚ ድማ ቀሻውሽቲ ዝሕዝዎ መስቀል እዩ፡፡ እዚ መስቀል እዚ ድማ አብ ቤተ ክርስትያን ዘገልግል እዩ፡፡

አብዚ ዝርአ ዘሎ ምስሊ ምስሊ ናይ ሓንቲ ሰበይቲ ኾይኑ እዛ ሰበይቲ እዚአ ድማ ቅጫ ወይ ድማ መፅፋእቲ ዝበሃል ትስንክት አላ፡፡ እዚ ድማ ንስዋ ዘገልግል እዩ፡፡

እዚ ዝሪኦ ዘለኩ ምስሊ ምስሊ ዘመናዊ አከዳድና እዩ፡፡ እዚ አከዳድና እዚ ጥልፊ ወይ ድማ ጥልፊ ተከዲና አላ፡፡ እዛ ሰበይቲ መቀነት ድማ ተቀኒታ አላ፡፡

ኣብ እዚ ዝርኦ ዘለኩ ምስሊ ምስሊ ናይ ኣርማ ወይ ድማ ምልክት ዝሕብር ኮይኑ እዚ ኣርማ እዚ ድማ ቤት ፅሕፈት ዝምድናታት ትግራይ ዝሕብር ኣርማ እዩ።

ኣብ እዚ ዝረአ ዘሎ ምስሊ ምስሊ ናይ ገዛ እንትኸውን እዚ ገዛ እዚ ድማ ብፍሉይ ኣሰራራሓ ዝተሰርሐ እዩ። እዚ ድማ ንመንበሪ ይጠቅም

ኣብዚ እንሪኦ ዘለና ምስሊ ምስሊ ናይ እንዳ ሸቐጣሸቐጥ እንትኸውን ኣብዚ ውሽጢ ናይ ሸቐጣሸቐጥ ድማ ዝተፈላለዩ ኮበርታ፣ ጎማን ይርከቡ፡፡

ኣብዚ ዝረአ ዘሎ ምስሊ ምስሊ ናይ ተፃወቲ ኩዕሶ ኢድ ዘርኢ ዘሎ ምስሊ እንትኸውን ኣብዚ ድማ ብዙሓት ተፃወቲ ኩዕሶ ኢድ የጫወቱ ኣለው፡፡

ኣብዚ እንሪኦ ዘለና ምስሊ ምስሊ ናይ ኣብ ውሽጢ ሓደ ገዛ ዝነብሩ ስድራቤት ዘመላክት ምስሊ እዩ። እዞም ስድራቤት እዚኦም ድማ ምስ ደቆም ኮይኖም እንጀራ ቀሪቢም ኣለዉ።

ኣብዚ ዝሪኦ ዘለኹ ምስሊ ምስሊ ናይ መፅሓፍ እንትኸውን እዚ ዓይነት መፅሓፍ ድማ ናይ ተኸተልቲ ሃይማኖት ክርስትና መፅሓፍ እዩ፡፡ እዚ ዓይነት መፅሓፍ ድማ ወንጀል ማርቆስ ይበሃል፡፡

ኣብዚ ዝርኦ ዘለኩ ምስሊ እቲ ኣብ ቤተክርስትያን እንጥቀመሉ መሳርሒትታት ኮይኑ እዚ ዓይነት መሳሪሒ ድማ ፀናፅል ይባሃል። እዚ መዘምራን ዝጥቀሙሉ ዓይነት መሳርሒ እዩ።